እዚ ኣብዚ ምስሊ ዝረአየኒ ዘሎ ማለት እውን ዝሪኦ ዘለኹ ሰብኣይ ሙሉጌታ ካሕሳይ ዝተባሃለ ኣሞራይ እትብል ደርፊ ዘለቶ ደራፋይ እዩ፡፡

እዚ ኣብዚ ምስሊ ዝረኣየኒ ዘሎ ገዛ ቤተ ክርስትያን እንትከዉን ንሱ ድማ ካብቶም ሃይማኖታዊ መግለጽታትና ሓደ ኮይኑ ደቂ ሰባት ንፈጣሪኦም ዝልምንሉን ዝጽልዩሉን ገዛ ማለት እዉን ቤተ ክርስትያ እዩ።

እዚ ኣብዚ ምስሊ ዝረአ ዘሎ ቦታ ሓንቲ ዓባይ አዶ ዘለዋሉ እንትከውን ማእከል መሰልጠኒ ኣሽከርከርቲ ዜብራ ዝብል ፁሑፍ ዝተለጠፈሉ ቦታ እዩ፡፡

እዚ ኣብዚ ምስሊ ዝርእዮ ዘለኩ ቦታ ሸሞንተ ሰባት ዘለውሉ ብቕርጻቅርጺ ዝተሰርሓ ናይ ኣክሱም ዩኒቨርስቲ ዝብል ጽሑፍ ኮይኑ ኣብ ውሽጢ እክሱም ዩኑቨርስቲቲ ዝርከብ ቦታ እዩ።

እዚ ኣብዚ ምስሊ ዝርኣየኒ ዘሎ ቦታ ዝተፈላለዩ አትክልትታት ዘለውሉ ቦታ ኮይኑ ንአእምሮ ደቂ ሰባት ዝሕድስን ደስ ዝብል ቦታ እዩ።